ስፖርት ማለት ካብቶም ንጥዕና ዝጠቅሙ ነገራት ሓደ ኮይኑ ኣካላዊ ምንቅስቃስ እዩ። ዝተፈላለዩ ዓይነታት ስፖርት ኣለዉ ። ንኣብነት ኩዕሶ እግሪ፣ ኩዕሶ ኢድን ጉያን ይርከብዎም።

ሕብረተሰብ ማለት አብ ሓደ ከባቢ ዝነብሩ ሓደ ዓይነት ባህሊ መናባብሮን ዘሎዎም እንትኮኑ ስድራ ደማ ብደም ዝተኣሳሰሩ ኣካል ሕብረተሰብ እዮም

መጋየፅን መመላኽዕን ማለት ደቂሰባት መመላኽዒ እንጥቀመሎሞ ናውታት እዮሞ። ንኣብነት ናይ ፀጉርን ናይ ቆርበትን ቅብኣት ወርቂ፣ ብሩር ፣ኩሕሊን ቁኖን ይርከብዎም።

ሕብረተሰብ ማለት ኣብ ሓደ ከባቢ ዝነብሩ ሓደ ዓይነት ባህልን መነባብሮን ዘለዎም እትኮኑ ስድራ ድማ ብደም ዝተኣሳሰሩ ኣካል ሕ/ሰብ እዮም፡፡